እዝ ጨመእዙይ ሓድሽን ዘመናዉን ደስ ብልን ምዑሩግን ብጠዓሚ ድማ ከፍ ከብለካንስ ዘኽእድኒ ለዓልን ደስ ኣብለካ ኣይነጫማኾይኑ ብእዝኂ ኣብ ቁሪ ቦታ ዝግበሩ ጫማ እየም።

እዝ ናይ ጽሕፈት መሣርሕ ዓይነት ኮይኑ ብዙኃት ሰብጠኛታትን ብቖሊ ልኽሠርሕዎ ዘደለዩ ነገራትን ብብዙኃት ዓይነት ኅብርታትን ብብዙኃት ዓይነት ቀላማታትን ንኽሠርሑ ኣዙይ ሙችውን ኣዙይ ኽሕጕዘም ዝኽልን ሠርኃምን ከቕልሎሎም ዝኽልን ዓዊዪ መሣርሕ እዩ።

ህንፃታት ንሓንቲ ዓዲ ወይ ካዓ ንሓንቲ ሃገር ዝማዕበለትን ኣዝያ ማራኺትን ሰሓቢትን ክትኮን ዝገብር ብብዙሕ ነገራት ተጠላቢት ናይ ስራሕ ዓዲ ካልኦት ብዙሕ ነገራትን ክፈጥር ዝኽእል ኣዝዩ ካዓ ናይ ስራሕ ቦታ ዝኾነ ዓዲ ክገብራ ዝኽእል እዩ፡፡

እዚ መማላኽዒ እዚ ኣብ ዝተፈላለዩ መርዓ ኣብ ዝተፈላለዩ ናይ ልደት በዓላት ኣብ ዝተፈላለዩ ክብረ በዓላትን ኣውደኣመታትን ካልኦት ነገራትን ከም መማላኽዒ ጌሩ እቲ በዓል ደሚቁ ንክውዕል ዝገብር እዩ፡፡

እዚ ባንዴራ እዙይ ኣብውሽጡ ብዙኃት ማኅበረት ሰባትን ይብዙኃት ብሔረ ሰባትን ብዙኃት ቆንቋታትን ከምኡን ብዙኃት በሃልታትን ዝኃዘ ኮይኑ፤ ብዙኅ መሥዋዕት ተኽፈሎሉን ዓዊ ትርጕም ዘለዎን እዩ።

ብዙይ መፋለት እዙይ ብዙኅ ነገራት ዘኅግዝን ብዙኅ ነገራት ተክም ኮይኑ በተለይ ገያሹ ሓደሽቲ ገያሹ ናብካል ዓድ ኣብ ዝኾዱሉ እሞ እቲ ኻል ዓዲ ኣብ ዘይፈወልጡሉ ሓብሬታታት ዘሕግዝም ብዝመስተብቅኣሪኦም ዘደለይዎ ነገር ክረኸ ዝፈል።

እዙይ ድስ ዘብል ሕንጸን ሓንታሃገር ናብ ሉ መዓት ዘሠረግራን ናይ ኦቤታ ለውጡ ዘርን ኮይኑ ድስ ዘብልን መራቕን ኣንታ ሃገር ኦቤታ ዘርሚ ብዙኅ ነገር ዘተተቅምን ከምኡን ዲብዙኃት እምበር ስጻ ተምሃሮ ዝሠራ ዓዊዪ ብዕሉሚ ናይ ኣርቲትኽትር እየ።

ሥራኣህ ኣሕይወትና ዓዊ ለውጥ ኸምጽና ዘህእልን ናውረናዉን ኸዓብን ፋልጡን ዝተግዘና ኾይኑ ሓሳባት ልብና ኸስምረልናን ከምኡውን ምስ ማኅበረት ስና ሰለማዊ ዝኾነ ኑርን ብሥርዓት ክንነብርን ዝገብረና ኾይኑ ናይኅሊን ኣዕርፍቲ እዩ።

መጓዓዝያታት ካብ ሓደ ቦታ ናብ ሓደ ቦታ፣ ካብ ሓደ ከባቢ ናብ ዝተፈላለየ ከባቢታት እንጓዓዘሉን ዘመናዊ ዝኾነ ብሓፂሩ እንኣትወሉን ንረኽበሉን፣ ብዙሕ መንገዲ ከዓ ዝነበረ ብሓፂር መንገዲ ንጥቀመሉ እዩ።

ፅርግያ ናይ ሓንቲ ዓዲ ናይ ልምዓት መሰረት ኮይኑ ከምኡ እዉን ናይ ስራሕ ቦታታት ካልኦት ብዙሓት ነገራትን ክመሃዘሉን ክፍጠረሉን ዝክእልን ዝገብርን ኮይኑ ኣዝዩ ደስ ዘብልን ኣዝዩ ዝማርክን ብዙሓት ስራሕትታት ክስርሖ ዝክእል እዩ።

ጋሪ ካብቶም መጓዓዝያታት ሓንቲ ኮይና ካብ ሓደ ቦታ ናብ ሓደ ቦታ ንቅስቃሰሉ ግዜ ከም ሸከምን ከም ብዙሓት ነገራት ክተገልግለና ትኽእል እያ። ንኣብነት ከም ሓሰር ፣ ማይን ከም ብዙሓት ናይ ሸከምን ፅዕነትን ነገራት ክተገልግለና ትኽእል እያ።

እዙ መስተወቅያ እዙ ናብልተፈላለዮ ዓድታት ከያ ሽኾንና ኣብ ን ኾዶሉ ጊዜ እሞ ኣብቲ ሽዑ ዝዘጋጥመና ጊዜ ቐልጢፍናንምርካብን ብዙኃት ነገራትን ይሕግዘና ተረዲእና ናፍቲ ዝደለነያ ቦታን ኽከይድን ብርኁቕ ኮይኑም ኽሪኣየናን ዝገብርዓዊ መሣርሕ እዩ።

ትምህርቲ ሓደሰብ ኣብስተፋላለዩ ደረጃታት በጽሑ ብዙኅ ብልጠጥ ቀሚሱ ንዓድን ኣሃገሩን ተረኪቡም ናኣብስተፈላለይ ዓቤት ሠርሕታት ክሠርሕን ሕይወቱ ሠሪዑ ሰላማዊ ዝኾነኑ ሮኹም ናርሕም ዝገብል ዓዊ ነገር እዩ።

ቡና ኣብ ሙሉእ ዓለም ዝፍለጥን ዝስተን፣ ብፍላይ ከዓ ኣብ ኢትዮጵያ ብዙሕ ተጠቀምትን ብዙሕ ሰተይትን ዘለዉዎን ወልፊ ክኾኑ ካብቶም ዝኽእሉ ሓደ ኮይኑ ዓብይ ወልፊ እዩ።

እዙ ውፂትዑንፂቲ እንጥኸዉን ኣብ ገዛን ኣብ ስተፋላለዊ ቦታትን ከምመሣርሕዊ መዳይይቦ እንጥቀመሉ ዓብላዕሊ ዝርክዋ ኽሓታት ከም መውረዲ ካልኦቱን ብዙኅ መሣርፋት ምሠርሑሉንልን እንጥቀመሉኒ እዩ።

እዚ ጫማ እዚ ናይ ደቂ ኣነስትዮ ጫማ ኮይኑ ካብቶም ዘመናዊ ዝባሃሉ ጨማታት ሓደ እዩ፡፡ ከምኡ እውን ዝተፈላለዩ ቦታታት ኣብ መርዓ ኣብ ዝተፈላለዩ ቦታታት ዝጥቀማሉን ፍኩስ ዝበለን ኣዝዩ መልክዕ ዝህብን ጫማ እዩ፡፡

እዝ በንዴራ እዙ ናይ ኤቲጴኣ በንዲራ እንትኾውን ኣብ ውሽቱ ብዙኃት ዓይነት ክድላትን ብዙኃት ዓይነት ባህርታትን ብዙኃት ዓይነት ብኅረ ሰባትን ቋንቋታትን መሓብረሳብ ዝኃቐፍ ሆኑ ዓዊጡርጉም ዘለዎ እዩ።

እዚ ምልክት እዚ ኢትዮጵያ ካብተን ካልኦት ሃገራት እትፍለየሉ ናይ ኢትዮጵያ ኣየር መንገዲ እዩ፡፡ እዚ ክንብል ከለና ብዙሕ ትርጉም ዝሓዘን ብዙሕ ትምህርቲ ዘለዎን ብዙሕ ነገራት ዝሓዘ ኣብ ውሽጡ ዝሓቖፈ እዩ፡፡

ባንዴራ ናይ ሓንቲ ዓዲ መፍለይ ኮይኑ ኣብ ውሽጡ ኣብ ኣዝዩ ብዙሕ ትርጉም ዝሓዘ እዩ፡፡ ከም ኣብነት ናይ ኢትዮጵያ ቆፃል፣ ብጫ፣ ቀይሕ እንትኸውን እቲ ቆፃል ናይ ሓምላዊ፣ እቲ ብጫ ብሩህ ተስፋ፣ እቲ ቀይሕ ብዙሓት መስዋእትታት ተኸፈሉ ከምዝኾኑ ዘርኢ ዓብይ ትርጉም ዝሓዘን እዩ፡፡

እዙ ካብ ጥውላ ተሠርሐ መሣርሐ ኾይኑ ኣብ ብዙኅ ጠምታት እንድርኽወሉ ኸም ኣብነት ከዓ ኸም ጫማ ምጽራግን ከም ገዛውቲ ምቕላምን ብዙኃት ጐታስ ብዙኃት ኣብ ምናበረና እንጥቆምሎም ኣይነት መሣርሕታት ከም ቀለ ምቕላም ከም ጫማ ምውልዋልን ነገራትን እንጥቆሞሉ መሣርሕ እዩ::

ኣርማ ኣብ ሓንቲ ሃገር ዝርከቡ ዝተፈላለዩ ዓድታት ከም መፍለይ እንጥቀመሉ እዩ፡፡ እዚ ክንብል ከለና ከም ናይ ስራሕ ከም ናይ ኩዕሾ ኣብ ኩዕሾ ክንብል ከለና ናይ ሓንቲ ዓዲ ምስ ካሊእ ዓዲ ናይ ሓንቲ ጋንታ ምስ ካሊእ ጋንታ መፍለይ እንጥቀመሉ እዩ፡፡

ዕረ ኣዝዩ ጠቃሚን ብዙሓት ዝተፈላለዩ ጥቅምታት ኣብ ውሽጡ ዝሓዘ ኮይኑ ከም ንገፅና ክለምፅን ፣ፈፀጋታት ክጠፍእን ፣ክበርህ ገፅናን ዝገብር ኮይኑ ተወሳኺ ከዓ ጨጉርና ክልስልስን ፎረፎር ክጠፍእን ዝገብር እዩ።

እዝ ምድቢእዙይ ኣብ ስተፋላልይ መላእ ኢቲጴያ ዝረከብ ኮይኑ ኣዙይ ጥዑምን ኣዙይ ብዙኅ ሰደላይ ዘሎዉን ኮይኑ ብዝሕዓ ሁቲራትን ኣብ ካፊታትና ዝግበር ብዙኅ ሰቡን ዝእዝዞም ከምውን ጥዑምን ተመራፅን ዝኾነን ደስዘብልን ንጉዕ እዩ።

ስድራ ቤት ካብቶም ኣብ ሕማቕ ጊዜኻ ገዲፈሙኻ ዘይኸዱ ሓደ ኮይኑ ሓደ ሰብ ናይ ሂወት መስርዕ ዝረኽበሉ ቡዙሕ ት/ቲ ተማሂሩ ምስ ማሕበረሰቡ ምስ ኩሉነገሩ ፅቡቕ ርክብ ንኽገብሩሉ ዝሕግዙ እዮም፡፡

እስጶርቲ ብዙኃት ጥቅምታት ዘለዎ ኾይኑ ሓደሰት ሥሩዕ ዝኾነ ሥርዓቲ ምስትንፋስን ምሉእ ጥዖናን ኾሉ ርእሱ መንፈሱን ተሓደሰ ኾይኑ ኣብ ዝተፋላለይ ሥርዓቱ ብሕጕሥ ኮይኑ ኽዋፈር ዝገብር ብዙኃት ሰዋትን እንፈት እዩ፡፡

መደምሰሲ ካብቶም ናውቲ ትምህርቲ ዓይነት ኮይኑ ንመምሃሪ ሓገዝ ዝጠቅም ኮይኑ ቡዙሕ ነገር ዘገልግለና እዩ ቡዙሓት ዝተጻሓፉ ቡዙሓት ዝተምሃርናዮም ቡዙሓት ሓሳባት ከጥፈኣልናን ኣብ ፀሊም ሰሌዳ እንጥቀመሉ እዩ።

ካርታ ካብቶም መዛናጊዒ ሓደ ኣዝዩ ደስ ዘብል ኣዝዩ ዘዘናግዕ ኣብ ዝተፈላለዩ ቦታት ከዓ ንጥቀመሉ ኢና። ከም በዓል፣ መርዓ፣ ቤት መሑፆን ካልኦትን ኣብ ሓዘን እውን እንጥቀመሉ ኢና።

ቤተ ክርስትያን ሓደ ሰብ ካብ ጥምቀቱ ኣትሕዙ ሂወት ዝሰርዐሉን ሂወት ዝመሃረሉን ቡዙሕ ፍልጠት ዝረክበሉን ኮይኑ ከምኡ ድማ ናይ ቡዙሓት ሰባት ናይ ሓባር ጸሎት ዘዕርጉሉን ቡዙሕ ትምህርቲ ዘሕልፉሉ ዓብይ ቤት ጸሎት እዩ።

ሃይማኖት ንሓደ ሰብ ምእዙዝ ክኸውን ቤተሰቡን ስድራቤቱን ከኽብርን ውፅእ ኢሉ ምስ ማሕበረሰቡን ሰናይ ዝኾነ ኑሮ ንክነብር ተስማዕሚዑ ንኽነብርን ዝገብር ናይ ህይወት መሰረት ኮይኑ ኣጠቓሊሉ ድማ ንኹሉ ሰብ ቅሳነት ዝህቡ ወይ ንሓንቲ ዓዲ ቅሳነት ዝህብ እዩ ።

ትምህርቲ ንሃደ ሰብ ቀጺዑን ናይ ቀጻሊ ሕይወቱ ሰሪዑን ኸዓብ ዝገብር ኮይኑኡ ከምኡውን ብዙኅ ፍልጠትን ብዙኅ ትምህርቲ ቐሢሙ ሕይወቱን ም ቤተሠዉን ሃጐርን ከም መኃድርን ናብ ዝለዕለ ደረጃ ኅብጽሕኒ ዝገብርን ኃይሊ እዩ፡፡

ስፖርቲ ካብቶም መዘናጋዒ ሓደ ኾይኑ ብፍላይ ከኣ ኩዕሶ እግሪ ካብቶም ናይ ዓለምና ቅድሚት ዝስራዕን ብቕድሚት ዝረአን ብዙሕ ተኸታተልቲ ዘለዎን ቀዳማይን ዝስራዕን ሓደ ኮይኑ ብዙ ትምህርትን ኣዝዩ ከኣ ዘዘናግዕን እዩ።

ባንኪ ካብተን ዘመናዊ ዓይነት ዕቛር ሓደ ኮይኑ፣ ብፍላይ ከዓ ሓደ ሰብ ገንዘብ ምዕቋርን ካልኦት ካልኦት ነገራትን ኣብ ዝተፈላለዩ ዓበይቲ ነገራት ክሰግር ብ ቅርሺ ኣዋህሊሉ ንዓብዪ ደረጃታት ንኽኸፍት ዝሕግዝ እዩ።

መኪና ኣዝያ ደስ ተብልን ኣዝያ ተፈታዊትን ብዙሕ ስራሕቲ ብቀሊሉ ክትሰርሕን ክተቅልለልና እትክእል ካብ ሓደ ቦታ ናብ ሓደ ቦታ ቀልጥፊና ክንበፅሕን ብዙሕ ስራሕቲ ብኣግባቡ ክንሰርሕ ክንዋፈርን እትሕግዘና እያ።

አዚ ጥበብ እዙይ ኣብ ኢትዮጵያ ብፍላይ ከዓ ኣብ ትግራይ ካብ ኣቦታት ናብ ኣቦታት ካብ ወሎዶ ናብ ወሎዶ አንዳተሰጋገረ ዝመፀን ኣዝዩ ዓበይን ምስጠር ዝሐዘ ጥበብ እዩ።

እዝ መሣርሕ እዙ ብዙኅ ነገር ጠቀም ኮይኑ ከም መዝናነየመናእሰይን ከም ንሓደቦታብ ንወረሲ ንኣምነት ከም ነርዓ ክርስና ኰታስ ብዙኃት ነገራትን ከም ኾንቋርሰሎም ብዙኅ ነገር ንክንዶረልን ዘሕግዘኒ ዓብዪ መሣርሒ እዩ።

እዝ ጶሎቲካዝን ንሓንዳሃገር ናስፋላለዩ ሽግራት ቀወትን ዴሞክራስ ኽጠፍን ክልብላዋትን ኲናታትን ብዛኃት ነገራ ቕነወታትን ክፈጥር ዘሀል ኣዘጽልእ ተግባር እዩ።

ሕርሻ ናይ ኢትዮጵያ 80 ሚኢታዊ ዝኮነ ህዝቢ ዝጥቀመሉን ዝመሓደረሉን ኮይኑ አዝዩ ደስ ዘብል ንሓደ ሰብ ናይ ዕለታዊ መነባብርኦምን ካልኦት ነገራትን እንነብረሉ ዓብይ ሚስጢር እዩ፡

እዚ ዝልከ እዚ ኣዝዩ ደስ ዘብል ኣዝዩ ጠቃሚ ኮይኑ ኣብ ገጽና ዝርከቡ ማዳታት፣ ፈፀጋታት ከምኡ ዉን ካልኦት ነገራትን ኣጥፊኡ ልሙጽን ደስ ዘብልን ሰሓብን ገጽ ክህልወና ይገብር።

እዚ መንበሪ ገዛ እዙይ ዘመናዊ ኾይኑ ካብ ስሚንቶ ሓሸዋ ፣ ጃህያን ኮታስ ካልኦትን ንጥቀመሉ ኾይኑ ብማቴኔላ ላዕላዩን ታሕታዩን ዝተሸፋፈነ ዘመናውና ምዑርግ ዝኾነን ማራኺ ዝኾነ ገዛ እዩ።

እዙ ሕንጻ እዙይ ዘመናዊ ሕንጻ ኾይኑ ሓደ ሰብ ናይ መሬት ናይ ገዛ ኢል ብዙኅ ከይሽጋር ብጸቢብ መሬት ብዙኅ ገዛ ጌይርካ እትሰቡን ብብኁ ት ቅርሺ ዘላለመናበሮ ዝኾነ ገዛ ነኽረክብን ዘናይ ኢል ምኽነብርን ዘሐግዝ እዩ።

ስደት ሓንቲ ሃገር ኣብ ቅልውላው እትህሉ ከም ኣብነት ኣብ ኩናት ኣብ ጥሜት ካልኦት ዝተፈላለዩ ሽግራት ኣብ ዝበዝሕሉ ጊዜ ዝፍፀም ኮይኑ ነታ ሃገር ንድሕሪት ንኽትምለስ ካብ ዝገብሩ ዓብይ ነገራት እዩ፡፡

እዚ መሠረተ ልምዓት እዙይ ኣብ ዝማዕበል ሃገራትን ብኣብነት ድባይን ካልኦት መሣልታትን ዝርከብ ኮይኑ ንሓንታ ሃገር ዝማዕበለት ኮይናን ብዘሕ ነገራትን ክተዓቢ ዝሐጊዙ እዩ።

ቅራፍ ባናና ካብቶም ኣዝዮም ጠቀምቲ ዝብሃሉ ነገራት ሓደ ኮይኑ ኣብ ገጽና ዝርከቡ ማዳታትን ፈፀጋታትን ንክጠፍእን ከምኡ ከዓ ገጽና ዉን ንክለምጽን ደስ ዘብል ገጽ ንክህልወና ዝገብር እዩ።

እዙ ሓጫሉ ዘበሃሰርኮኑ ትውልዱ ንዖሮሙ ኸምን ደራፍበኑ ብብዙኃ ደርፍታብ ዝፍለት ኮኑ ብዙኃት ሰባትን ተፈፈተው ትሰዋቱን ከፍሪ ዘኸዓለ ትቡህም ብጥዕምጐዝደራፊ እዩ።

እዚ መጋየፂ ወይም መመላኽዒ እንብሎ ኣብ ዝተፈላለዩ ቦታታት ፀቢቑ ደስ ዝብል እና ሓደ ሰብ ዝማረኸን ኮይኑ ንኽረኣየና ከም በዓል ዓበይቲ ባዓላት ኣብ መርዓ ኣብ ኣውዳኣመት ኣብ ብዙሓት ዓበይቲ ክብረ ባዓላት እንጥቀመሉ እዩ፡፡

እዚ ወንበር እዚ ካብ ኣሉምንየምን ካብ ፕላስቲክን ዝተሰርሐ ኮይኑ ቡዙሕ ነገር ዘገልግልን ፍኩስ ዝበለን እዩ ብቡዙሕ ነገራት ክትሽክርከርን ናብ ካልኦት ኣንፈታት ዉን ክቀያየርን ብቀሊሉ ከዓ ዘይስበርን ቡዙሕ ዓመት ከገልግልን ዝክእል እዩ።

ዕዳጋ ዓብዪ እዩ፡፡ ኣብ ውሽጡ ብዙሓት ዝተፈላለዩ ዓይነታት ምግቢ፣ ዓይነታት ኣቑሑ ገዛ፣ ብዙሓት ዝሓዘ ኮይኑ ካብቶም ንሳቶም ከዓ ከም ዝብላዕ ከም በዓል ሰላጣ፣ ቆስጣ፣ ሓምሊ ዝተፈላለዩ ናይ ጎማታት እውን ናይ ናውቲ ኣቕሓታትን ኣማሊኡ ዝሓዘ እዩ፡፡

መፍለጢ ናይ ሓንቲ ሃገር ካብቶም ዓበይቲ ዘርእዩ ለውጥታት ሓደ ኾይኑ ንኣብነት ሓደ ሰብ መኪና ኣብ ዝገዝአሉ መኪና ኣብ ዝዕድገሉ ጊዜ ንደላሊ ኢሉ ካብ ዝኸፍሎ ዝነበረ ገንዘብ መፍለጢ ሪኡ ባዕሉ ኸይዱ ከይዱ ክዕድገሉ ብዙሕ ነገር ክጥቀመሉን ዝኽእል እዩ፡፡

መስተታት ሃገርና ኸም መዛናግዒ እንትጥቀሞሎም እንትኸውን ብዙኃት መናእሰይን ዓቤትዩ ሰባትን ከም መዝናነይን መጫወትን እንትቀምሉ እትንኮን ግን ከዓ ናብ ሥኽራንን ሕማዕ ተግባራትን ዘብጽሕ እዩ።

ምስማር ካብቶም ኣዝዮም ዘገድሱ ፍሉያት መሳርሒ ሓደ ኮይኑ ብመልክዕ ክልተ ነገራት ብምጥባቅ ድማ ንጥቀመሉ፡፡ ንኣብነት ዕንፀይቲ ምስ ቆርቆሮ ፣ ሓፂን ምስ ቆርቆሮ ክልተ ነገራት ዝተፈላለዩ ነገራት ብሓደ ገይርና ጠሚርና እንጥቀመሉ እዩ፡፡

መጋየፂታት ሓደ ሰብ ፀቢቑ ተመላኺዑ ሳሓቢ ኾይኑን ንክረአን ኣዝዮም ድማ ብዙሓት ኮይኖምን ከም በዓል፣ ኣብ መርዓ፣ ኣብ ክርስትና ኣብ ብዝሕ ነገራት እዉን ዘድልዩ እዮም ፡፡

ስራሕ ሓደ ሰብ ዕለታዊ መነባብርኡ ዘመሓይሸሉ፣ ናይ ሂወት ለውጢ ዘርእየሉ፣ ብዙሕ ትምህርቲ ዝቀምሰሉ ከምኡ ውን ናይ ህልና ዕረፍቲ ዝረኽበሉን ብጣዕሚን ኣገዳስን ኣዝዩ ጠቃሚ ነገር እዩ።

ተፈጥሮ ኣዙይ ዘድንቕ ኣዙ ዘስደንምን ብጣዓኸዓ ዝገርንምን ውሽጠኻን ንኻሎትን ክትነግሮ እተለኻን ክትጐልጾ ተለን ኣዙይ ዘድንቕን ብዙኃት ነገራት ዝኃዘት ንእብነት ከዓ ኸንተርሑ ኃዊ ብዙኃት ነገራት ዝተፋላለዩ ነገራት ዘለዎያ።

ዜና ብዙኃት ዝኾኑኦታ ሓበሬታታት ዝመጽእ እንተኾኑ ብብዙኃት ዓይነትካኣብን ኣብ ንፍብጋ ዘየጠን ኮታስ ብዝተፋላለይ ዓይነታት ዝመጽን ኮይኑ ሓደ ሰብ ኣበሎ ናበ ይኸደሎ ናበይ ኽኸይድዩ ኣብ ምንታይ ኩነታትን ከምዘለና ብሓበሬታን መልካ ዛቐርበናን እዩ።

ሕርሻን ግብርና ብበዝሒ ኣብ ኢትዮጲያ ብዝሕ ምህርቲ ዘፈልየሉ በዓል ስላጣ፣ ቁስጣ ሓምሊ ኣድሪ ብዙሓት ነገራት ፃዕዳ ሽጉርት ዝኣምሰሉ ብዙሓት ዝፈርየሉ ንምግብን ንካልኦት ዝኸዉን እዩ።

ኣብ ሱፖርማርኬት ዝርከቡ ኣቁሑት ዝተፈላለዩ ቡዙሓት ነገራት ክንዕድግን ክንሸይጥን ከምኡውን ዝተፈላለዩ ነገራት ክንረክብ በሓፂሩ ኣብ ፋብሪካታት ካልኦት ነገራትን ተሰሪሑ ንክመፅእ ። ከም ፃባ ዝነበረ ብሑሩጭ መልክዑ ካልኦት ምሪንጋ ብቆፅሊ ዝነበረ ብሕሩጭ መልክዕ ዝተፈላለዩ ጥቅሚታት ንረክበሉ መሸጣ እዩ፡፡

እዚ ጫማ እዚ ካብቶም ሓደሽቲ ዘመናውን ጫማ ዝበሃሉ ዝኮኑ ኣዝዩ ማራክ ኣዝዩ ተፈታውን ብብዙሕ ጠለብ ዘለዎን ምስ ብዙሓት እውን ዝከይድ ምስ ስፋት ምስ ጁኑሳት ምስ ካልኦት ምስ ኩሉ ዝከይድ ዓይነት ጫማ እዩ።

እዙ ናይ ገዛ ቓሕ ኾይኑ ብሕዝኂ ድማ ኣብ ትግራያት ዝርከብ ኮይኑ ከም ናይ ቦንና መቐመጥን ፈናጅልን ካልኦትን እንትቆመሉ ኾይኑ ብዙሕ ኣገልግለትን ዘለዎን ዓብዪ ጠቕም ንረኽወሉ እዩ።

ፋሽን ናይ በህልናን ክዳውንትን ኰታስ ብዙኃት ነገራት ኣጥፊኡ ናይ ባዕዳዊን ሃገራት ክነግሥ ዝገብር ኮይኑ ዘጽልእን ዝቐፍፍን ብዙኅ ነገራት ዘጥፍእን እዩ።

እዛ ምኪና እዚኣ ዘመናዊት መኪና ኾይና ኣብስተፈሎሌዩ በታታት ንጥቀመላን ደስተብልን ንብዙኃት ነገራት እትሐግዘናን ምዕርግቲ ዝኾነትን ንኣብነት ከም መርዓ ኸም ብዙኃት ነገራት ተገልግልን ዓባይ መሣርሑት እያ።

ብና ኣብ መላ ዓለን ሥተን ዝፍለጥ ንኮይኑ በዝ ተግን ኣብ ኢቶጵያን ካባብያን በተለይ ፉል ቦታ ኣብ ቤንሻንጕግምስ ዝምረትን ዝስየጥን እዩ።

እዝ ናእዝኒ እዙ ምእዝሐት የነበላት ትቀማሉ ኾይኑ ኣዙይ ደስብን ኣዙይ ዘመላኽዕን ብጠዓም ዘንፈረለንን ኣብ ዝኾን ዓቤት ቦታታትን ከም መመላኽዕን ከም ብዙኃት ነገር ዝጥቀማሉ እየ።

ገዛውቲ እዙዩ ደስ ዘብልን ኣዙዪ ኸዓ ዝማረኽን ምስ ኣዕርኽትኻ ብዙኅ ትውሥታት ዝገደፍካሉን ከምኡውን ምስ ማሕበረሰብካ ብሓደ ኮይንካ ተሓዋዊስካ ብዙኅ ኣብ ጽቡቕን ሕማቐን ኣብ መርዓና ብተስካርን ኣብ ቀብርን ኳልኦትን ብሓደ ኾይንካ ደስ ዘብል ነገር እዮ።

እዙይ መዛናይጋዒ መናሰይ ድማያል ብዝሽወዱሉን ብዙኃት መናእሲ ዝተለሉሉን ኣብካብ ሥርዓትን ካብ ብዙኃት እጥፈጣት ሥርዓትን ኣስተፋረለይ ነገራትን ምኸይወዕሉ ንኸይናጠፈሉ ሕይወቶም ምከይዩሉሙጡ ጨቢጡ ዝኅዝፍምበኣል እዩ።

እዝ ጥበብዝን በሃልን ካብ ወለዶ ናብ ወለዶ ናተዉራርተ ዝመጸ ነየ ኣቦታትናዕ ሓዊ በሃልን ደሰብል ምቁርን በሃልን እንትኸዉን ብዋጣ ብኽራር ብሠዓስኤትን ብስተፋላለየ ኽዳውንትን ኣብ ኢትዮጵያን ኣብ መላእ ትግራይ ዝርከብ ሓብዪ ትርጉን ዘሎ ደሰ ዘብል ባሃሊ እዩ።

እዙይ ቅብኣት እዚ ኣዝዩ ደስ ዞብልን እዝዩ ኣገዳስን ኮይኑ ኣብ ውሽጡ ብዙሓት ጥቕ ምታት ዝሓዘን እዩ፡፡ ካብኣቶም ሓደ ልስሉስ ፀጕሪ ክህልወና፣ ካልኣይ ፎራፉር ከጥፍአልና፣ ሳልሳይ ከዓ ፀጕርናን ከይበጣጠስን ካልኦት ነገራት ዝሕግዝን ኣዝዩ ጠቓሚ እዩ፡፡

እዙይ ጫማ እዙይ ካብ ቆርበት ተሠርሐ ጫማ ኾይኑ ፍኹስ ዝበለን ብበዝሒ ድማ ኣብ ትግራይን ብምዕራብ ወገን ኣብ ሙቐት ዝርከብን ኣብ ሙቐት ዝግበርን ኮይኑ ኣዙይ ደስ ዘብልን ካብ ሙቐትን እግርናን ራሕሲ ንኸይስመዐና ዝገብር እዩ፡፡

መቐስ ካብቶም ኣዘየማ ገድስቲ ዝብሃሉ መሣርሕታት ሓደኾይኑ ብዙኅ ነገር ኣብዕለታ መናበረና ኣብዝኾነ ነገራት ብዙኅ ነገር እንጥቐመሉ ዩ ።እዝኽኒ እልንተልናና አብነት ከም ወራዓቲ ምቕዳት ፣ኣብ ጨርቂ ምቕዳት፣ ብዙኃት ነገራትን ከብ ምቑራጽ ዘገልግለኒ ዓይነት መሣርሕ እዩ።

ዜና ብዙኃት ነገራት እንረኽበሉን ሓበሬታታትን እንሰምዐሉን ዘለናዮ ኹነታት እንፈልጠሉን ዓብዪ መሣርሕን ዓብዪ ሓድሽ ዘመናዊን ኮይኑ ሓደ ሰብ ናበየሎ ኣበየሎ ናበይ ከም ዝኸይት ክፈልጥን ቀጢፉን ክርዳእ ዝክእል እዩ።

እዙ ኣብ ትምህርቲ ዝግብር ናይ ምሳሓሕ ምግ ሰዓት ኮይኑ ተምሃሮ ብኣግዋዊም በሊዖም ብኣጓዎም ተመጊኦም ናብስተፋላለይ ሥራሕቶም ንካልኦት ነገራትን ክገብሩ ዝሕግሥ ኮይኑ ኣብ በዝኅድሚዓን ብርስታትን ኣኳሎትን ዝግብር እዩ።

ኣበካዶ ካፍቶም ዓይነታት ኣኅምርትን ፍራምረን ዘበሃል ሓደ ኾይኑ ብጠዓሚ ኣዙይ ጥዖምን ኣዙይ ኸዓት ጥቕሚ ዘለዉን ካብቶም ዓቢት ጥቕሚ ዘለወታት ዝበሃሉ ሓደ ኾይኑ ንኣብነት ኣብ ገጽ ገጽ ንኽለምጽኒ ካልት ፈጸጋታትን ኽጠፍ ዝገብር እዩ።

እዝ ሕዝቢ ዝትቀመሉ ኽኻደቦታን ሓድቦታ ማበኣዘ ዘትቀምሉን ብዙኅ ነገራትን በቐልል ነገር ክረህወሉ ዘኸእልን ሓድሽት ነገረትን ክምሃረሉን ብዘት ነገርን ክትቀመሉን ካኻደቦታን ሃድቦታ ብቐሊድ ክኸደሉን ጐዓዘድን ዝኸእልን እዩ።

እዙ ኽዳን እዙይ ጥልፊ ዝበሃል ኮይኑ ካብ ወለዶ ናብ ወለዶ ናተዋራርሰ ዝመጸ ካብጡት ዝሠራሕ ናይ ሓንቲ ሃገር ኣዙይ ምልክዕን ደሰብልን ኮይኑ በዝፈከዓ ኣብ ቲ ግራይን ከባብኣን ዘርከት ዓብይን ደሰዝብልን ጽቡቕን ክዳንን እዩ ::

ጋዜጣ ዝተፋላለዩ ሓድሽቲ ወቕታዊ ዝኾኑ ዘናታት ንሰምዐሉ ትምህርቲ እንመሃረሉ ከምኡውን ፍልጠት እንተቐምሰሉ ኾይኑ ዘለነይ ኹነታት ኣበይ ከም ዘለናን ናበይ ከም ልከይት ዘለናን ዝገሊጽ ሓበሬታ እዩ::

እዝ ነጋያት እዙይ ኣብስተፋላለዩ ቦታታት በዝ ፊ ደቃንስቶ ዝጥቃማሉ ኾይኑ ንኤክሳድ ናይ እድኒ ናይ ስተፈላኒ ነገራትን ኣብስተፋላለዩ ዓብተኽብረ ብዕላትን ዝጥቃማሉን መጋየጽንን መመመ መላኽም እዮም።

እዙይ ናይ እዝኒ እዙይ ኣመላ ዓለም ዘርካባ ጓላት ከም መጊይ እጽን መመላኽዕን ትቀማሉ እዩ።

ወው ኣዚ ካብ ዝፈተ ጫማን ዝመርጸን እዩ እዝ ድፉን እዙይ ኣብ ክረምቲ ይኾና ሓጋይ ካብእንቅፋትን ካብ ቊርን ዝካልኸለልናን ከም መልከቕ ዘለዉን ከምኡውን ፍኽስ ዝበል ዓይነት ጫማ እዩ።

ዘመናውነት ካፍቶም እዙዮም ኣግድስቲ ዝበሃሉ እንኮይኑ ብዙኃት ዝተፈላለይ ጠቕሙታትን ንረኽወሊ እዩ እዝ ኽን እልተለና ምስ ጊዜ ኻኽት ጓዓዝ ከም ሰብካ መዓረ መዓረ ንዉትኾውን ዝገብርን ኣብ ውሽጡ ድማ ብዙኃት ነገራት መኽትትፈጥርን ዝገብር እዩ።

ገዛውታ ብዙኅቲእዩስታት ዘለዎ ሕማኣንጽብቕን ከምኡውን ኣዙይ ደሰብልቲ ውስታን ኣዙይ ደሰብል መዘካርታትን ዘለዉ ኾይኑ ምስ ማኃበረት ሰውካ ጽቡኡ ሕይወት ነውረልን ሕይወት ምህርቲ ትረኽወሉን እዩ።

እዛ ሃፍትና ተቖኒና ቶ ዘለቕኖ ጋመዝ በሃል እንትኸውን ከምኡውን ተኸዲና እቶ ዘለ ኽዳን ሽፈን ኢናንጽውዖ እንትኸዉን ካብ ኣዲታትና ካብ ወሎዶ ናብ ሎዶ ናተዋራረሰ ዝመጸ ባሃል እትግራይ እዩ።

ንጕ ሓደ ሰብ ምኽነብር ካፍቶም ኣዘን ዘልይውን ኣዘን ዘጐድስወን ሠለስተ ነገራፍ ዓበይቲ ቀዳማይ ዝሠራዕ ኮኑ ከሓንን ሡርኁ ብዕጓዊ ንኽሠርሕን ቅምሰዉን ኸንቀሳቐስን ዝገብር ዓብዪ እዩ

እዙ ውፂ ተዑንቄትን ዝተፋላለዩ ልስልሳት ጨርቃ ምርክን እንትኸውን ኣብ ገዛውትን ኣብ ቢሮን ኰታስ ኣብ ዝተፋላለዩ ቦታታት ንምዕረፊ ኣጋይሽ እንትቀሞሉ ኸፍመበሊ እዩ::

ስሕፈት መሣርሒ ሓደ ሰብ ንኽሠርሕ ወይ ከዓን ክመሃር ኻብቶም ዘድልይዎ ነገራት ዝኃዚኾኑ ኣዙየም ድማ ኣግድስቲ ነገራቱን ኣለዎ። ወሽቱ ንዓብነት ከምወረቐትን ኰታስ ሓደ ሰብ ንኽሠርሕ ወይነ ኽምሃር ኣዲዙየም ካብ ዘድልዎ ነገራት ኣውሽቶ ኣጠቓሊሉ ዘኃዘይ እዩ።

እዝ መፋለት እዙይ ፋና ዝበሃልንተወውን ብዙኃት ዜናታትን ብዙኃት ሓበሬታትን ብዙኃት ፍልጣታታትን ረኽወሉ ብዙኃት ነገራት ሓድሽ ነገራት ንሰምዖሉ ናይሕይወት ለውቲን ገብረሉን ብዘፍ ነገር ተማሃርናን ሕሰሚዑናን ናቤከንዘለና ንፈልጡሉን እዩ።

እዝ ፀጕሪ ብእሲ እዙይ ኣቢን ሻንጕልጎምዝን ጋምቤድላን ዝረከብ ኮይኑ ናይ ኣባዓሎም ደስ ዘብል በሃልን ንዓኦምን ዝምችቦም ዓብን ድርጕም ዘለዎን ብዙኅ ን ትምህርቲ ዘለዉን ካብ ወሎዶም ናበሎዶም ዝረኸዉዎን ዓዊ ትምህርቲ ዝቐኑመሱሉን ብሃሎም ዝቐቀወሉን እዩ::

እዝ ጫመእዙይ ኣብ ስተፋላለዮ በታታት ምስተፍላለይ ሥራሕ ዝሕግዝን ምስ ተመሃረ ኸዓ ዝኸይድን ደሰብልን ዘመናውን ዝኾነ ጫመኾይኑ ልስልስን ምችውን ካብ ቊሪ ዝከላኸልን ካቝንቅፋት ንካልኦትን ብዙት ነገር ጥቕምታት ዘለዎ እዩ።

ሰባት ንኽሠርሒቦ ብዙኅ ጊዜ ዝወስደሎም ወይ ከዓ ኽሠርሒቦውን ዘይፈሉ ብዝተፋላለዩ መሣራሕታትን ካልኦቱን ገይሮም ብፍጥነትን ብዙኅ ሥራሐን ክሥርሐን ዝተፋላለዩ ኸበቲ መሣራሕታቱን ክሥርሐን ዝገብር እዩ።

እዙ ማንጎዙ ፈሎይን ምደሰብልን ዓዙይ ንጥዖምን ካብ ኳለት ነገራት ምደሰብልን ሓንጎል ካፍሬሽ ትገብርን ብተኣምኻዓ ኣዘይየርዝ ፎቶን ደሰብልን ማንጕዙዕሠዙመርፆን እዩ።

መድኃኒት መደብር ካብቶም ኣዘይ መገደስቲ ዝበሃሉ ናይ ሕይወቱንዋጋኽብ ዝዂሎ ሓዊ ነገርሓደ ኾይኑ እና እብነት ሓደ ሰብ ሕወ ሰብ ዝኃምሉ ጊዜ ኸም ጸራቕ ንዘንካልኦት መሣልቲ ብስኃ ናይ ፍልያት የፍማማት መድኃንታት ዝርከዊ ቦታ እዩ።

እዝ ሰራይ እዙ ንጉሳት ተምኒንድክ ዝበሃር ኮይኑ ነኢቶብያ ዝመርፍ ዝነበረ ንጉሥ ኮይኑ ካብ ኢጣልያንን ካብ ብዛሕትባዕዳዊ ምበራትን ክካላኸን ዝኸዓልን ኣውይን ኃያልን ንጉስ እዩ።

ዋ ዓዙይ ደሰብልን ብጠዓሚ ብዙኅ ተዘክሮ ዘለዎን ምስዕርኽቲ ምስማይ ምስ ካሎኦትናተጨወትካ ብዙኅቲ ውሥታዕ እትረኾሉን ብዙኅቲ ማይርካ ተሓጕሥካ እትነውረሉን ብዙኅ ትምህርቲ ትረኾሉን እዩ።

ጐዕዞተዓሊ ናርትፈል ብዙኅ ትምርትምርርት ዓድራ ፈሊትካ ተይሪ ነታ ፃኣኸን ዉዙኅ ነገር ምኽቲ መሃር ነፍትፈልጥን ካበይ ናቢውን ከምቲ ኸይዱኒ ዘገብርን ኣዙይ ትምህርቲ ዝህብኒ እዮ።

እዙይ ፂይጥእንፀይቲ ኣብ ቢሮን ኣውስተፈላልዩ ኣገዛዊትን ኰታስ ኣውስተፋላልዩ ቦታታትን ዝርከብ ኮይኑ ከምሻንዶ ንመቐመጠ ኣቓሓታትን ከም ተርጴዛታትን ብዙኃት ነገራትን ከገልግለናን ብዙኅ ነገር ከሥልሐንያ ዘፈል ነገር እዩ።

እዝ ዝልከ እዙይ ካብ ተተፍላሉ ተፈጥራዊ ነገራት ዝተሠራሐ ኾኑ ኃዊን ብዙኅ ጠቕሚን ዘለዉኒ እዝ ኽነ ተልናን ኣብነት ከም ናይ ገጽ ማዳታት ፈጸጋታትን ካህልኦትን ገጽናዊን ሎሚጹን እዙይ መራኽ ኾይነኽርአን ዝገብር እዩ።